ኣብ ሓደ ልምዕ ዝበለ ቦታ ሓደ ስድራ ምስሊ ኢና ንሪኢ ዘለና። ኣብዚ ምስሊ ዚ ሰብኣይን ሰበይትን ምስ ሰለስተ ደቆም ኣብ ጫካ ዘርእየና ምስሊ እዩ።

ኣንበሳ ዝበሃል መዘናግዒ ቦታ ኢና ንርኢ ዘለና። ኣብዚ ቦታ እዚ ድማ ናይ ኢትዮጵያ ባንዴራን፣ ኮፍ መበሊ ካብኡ ለምለም ተኽልታት ዝማዕረገ ፓርክ እዩ። ብጣዕሚ እዩ ሰሓቢ ክትርእዮ ከለኻ።

እዚ ስእሊ እዚ ሓንቲ ንእሽተን ህፃን ደፍተር ሒዛ ማይ ብኢድ እናወዝወዘት ዘርኢ ምስሊ እዩ፡፡ ናይ ቐደም ማለት እዩ እዚ..

መሰንጀር ኢና ንርኢ ዘለና ። መሰንጀር ማለት ካብቶም ማሕበራዊ ሚድያ ሓደ ኮይኑ አነ ካብ ዝጥቀመሎም መስርሕታት ሓደ መሰንጀር እዩ። ስልኪ ክድውል እንተኢለ ብ መሰንጀር ምድዋል እዩ ደስ ዝብለኒ።

ናይ ትምህርቲ መሳርሕታት ኢና ንርኢ ዘለና እዚኦም ገዘፍትን ኣናእሽቶን ወይ ድማ ርቕቕ ኢሎም ስፍሕ ዝበሉ መፃሕፍቲ ዝሓዘ ምስሊ እዩ። ካብኣቶም ድማ ኬሚስትሪ መፅሓፍ ነርኢ ኣለና።

የፋልጡ እዮም ዘለዉ እዚ ብናይ ሩስያ ቀይሕ ማሕብር ቀይሕ መስቀል ማለት እዩ። ብናቶም ዝተሰርሐ ናይ ደጃዝማች ባልቻ ዝተብሃሉ ሰብኣይ ናይቶም ሆስፒታል እዩ።

ናይ ገዛ ኣቁሑት ኮይኖም ኣምፑል ትባሃል በሪሃ እያ ዝኒሃ ፡፡ ንገዛ ድምቀት ብርሃን ትህብ ናይ ውፅኢት ኤሌክትሮኒክስ እያ ማለት እዩ፡፡

ብጣዕሚ ሰሓቢ ካብ ዝበሃሉ ቦታታት እዚ ሓደ እዩ ። እቶም ህንፃ አሰራርሕኦም እውን ሓሪፍ እዩ። ለሚዕ እዩ እቲ ቦታ ካብኡ ድማ ማይ እኒአዎ ብጣዕሚ ፅቡቅ ንፋስ ዘለዎ ቦታ እዩ እዙይ።

ካብ ቆዳ ዝተሰርሑ ዝተፈላለዩ ዓይነት ቅርፂ ዘለዎም ጫማ ኢና ንርኢ ዘለና እዞም ጫማ እዚኦም ዝተበላሸዉ ብማይ አይሕፀቡን ክበላሸዉ ከለዉ ንዉልዉሎ ማለት እዪ

ሓደ ሰፈር ንዉሕ ዝበለ መእተዊ ዘለዎ ዝተፈላለዩ ሕብርታት ዘለውዎ እና ገዛ እዩ ዘርእየና እዚ ምስሊ እዚ ።

ናይ ኢትዮጵያ ኣየር አብ ላዕሊ አብ ሰማይ እናሃለወት እናከደት እዪ ዘርእየና እዚ ምስሊ እዚ አየር ተሳፊረ አይፈልጥይ ግን ክሳፈር ብጣዕሚ እየ ዝደሊ በተለይ ንዉጪ ሃገር ክከድ ማለት እዪ ።

ናይ ኣትኽልትን ፍረምረን መሸጢ ማእኸል ኢና ንሪኢ ዘለና እዚ ኣብ ጎደና ክኾን ይኽእል ኣብ ዕዳጋ ማእኸል ክኾውን ይኽእል፡፡ ናይ ዝተፈላለዩ ብነፀላን ብዕሽግን ዝሽየጠሉ ዕዳጋ እዩ፡፡

ኣብ ኦርተዶክስ ቤተ ክርስትያን ኣብ ተዋህዶ ማለት እዩ ኣብ ቤተ ክርስትያን ሓደ ቐሽን ዲያቆንን ናይ ስጋ ወ ደሙ ቅዳሴ ቀዲሶ ስጋ ወደሙ እናተቀበሉ እዮም ዝርከቡ።

ኣብ ሓደ ገዛ ሰለስተ ፀጉሪ ኣስተካከልቲ ሰባት ኢና ንርኢ ዘለና ሰለስቲኦም ኮይኖም ኣብ ሓደ ገዛ ብሓደ እና ሰርሑ ይርከቡ ። ፅቡቅ ስራሕ እዩ ፅቡቅ እቶት ዘለዎ ገቢ ዘለዎ ስራሕ እዩ።

ቡዙሓት ኣልኮላዊ መስተታት እኒአዉ:: ካብቶም ኣልኮላዊ መስተታት ታይ ዓይነት ኣልኮል ከም ዝኾነ እዚ ኣይፍለጥን ግን ዘርእየና ካብ ጥርሙዝ ናብ መስተዪ ብርጭቆ እንዳተቐደሐ ዘርእየና ምስሊ እዩ። እዚ ክቅዳሕ ከሎ ደስ በሃሊ::

ማኒጎ ጭማቆ ወዚ ጣዕሙ ጥዑሙ ብተለይ ኒህፃነት ኒሰዉነት ካለ ኒካሊእ ልስልስ መበል በተለይ ኣብዚ ሳዓት እዚ ፅም ክሳብ ሽድሺተ ሳዓት ክሳብ ትሻዓተ ሳዓት ፆምካ ዉዕሊካ እዚኣ ክትሰተይ ከለካ ብጣዕሚ እየ በርካታ ዚህበካ::

ዘገርም ገዛ ከመዚ ዓይነት ቤት ምግቢ እና መስተ ባርን ሬስትራንት ብጣዕሚ እየ ዝፈቱ ክህልወኒ እወን ብጣዕም እየዚደሊ ቤት ምግቢን መስትን እቲ ከለሩ ድማ ብጣዕሚ እዩ ሳሓቢ ፅቡቕ ገዛ እዩ::

መሰረታዊ ልማዓት ሓደ ኮይኑ ፣ ኣብ ሩባ ድልድል ሰሪሕኻ ንሰብ ወይ ድማ ንመኪና መሕለፊ ዝዋዕል ኣገልግሎት እዩ።

ባህላዊ መሳርሒ ሙዚቃ ሻምበቆ ይባሃል። እዚ ብዘመናዊ ገይርና እውን ከንጥቀመሉ ንክእል ኢና ነዚ ሻምባቆ እዚ ድማ ብጣዕሚ እዩ ዝማርክ ድምፁ ልስሕበካ።

ሓደ ዕብይ ዝበለ ህንፃ ስፍሕ ዝበለ መረባ ዘለዎ እቲ መረባ ድማ ብማቴኔላ ዝተነፀፈ እዩ፡፡ ህንፅኡ ድማ ናይ ቤተክርስትያን እዩ ብጣዕሚ ዝገርም ህንፃ እዩ ዋላ ኣሰራርሕኡ፡፡

ካብ ዘፅለአኒ እንስሳ ጉማሬ ፡፡ ጉማሬ እና ምስ ውላዱ እዩ ኢና እንሪኢ ዘለና ኣብዚ ምስሊ እዚ ብጣዕሚ ዘስክፈኒ እዚ እንስሳ እዚ ኣይፈትዎን፡፡ እንስሳ ዘገዳም እዩ ኣይፈትዎን ኣነ፡፡

ናይ ኢትዮ ቴሌኮም ማሽናት ኢና ንርኢ ዘለና። ኣብ ሓደ ኢትዮ ቴሌኮም ወይ ድማ ቴሌ ስራሕና ብቕልጡፍን ፁፍፍን ንኽንሰርሕ ዝሕግዙና ማሽናት እዮም እዚዮም።

ኢትዮጵያ ቡና ካብ መጀመርያ እስካዕ መጨረሻ ዘሎ ከይዲ ኢና ንርኢ ዘለና መጀመርያ ተቀልዩ ካብኡ ተሰክቲቱ አብ ፈርኔሎ ካብኡ ድማ ወሪዱ ኮፍ ኢሉ ንእሽተይ ስክን ምስ በለ ካብኡ መጨረሻ ይቅዳሕ ማለት እዩ ።

ኣብ ሓደ ህንፃ ኣብ ላዕሊ ፅሑፍ እዮም ፅሒፎም ዝኒሀው የፋልጡ ኣለው እዚ ገዛ እዙይ ናይ ዳቦ እና ናይ ኬክ መጋገርያ ገዛ ምካኑ እዮም ዘፋሉጡ ዘለው። እቲ ህንፃ ድማ ሓደ ኬክ ድማ ብጣዕሚ እየ ዝፈቱ።

ካብቶም ውፅኢት ፍረምረ ዝኾነ ሓደ ኮሚደረ እዩ፡፡ እዚ ኮሚደረ እዚ ንዕዳጋ ክቐርብ ኣብ ካሳ ተቐሚጡ እዩ ዘሎ፡፡

ሓንቲ ኣደ ምስ ኣርባዕተ ደቃ ሓደ ወድን ሰለስተ ደቂ ኣንስትዮ ኣብ ዝኮነ በዓል ክኮን ይክእል ፋሲጋ ሓዱሽ ዓመት ክኮን ይክእል ኣብኡ ዝተስኣልዎ ስእሊ እዩ።

ካብ ዝተፈላለዩ ንጥረ ምግብታት ዝተሰርሑ ምግብታት እዮም እዚኦም፡፡ እዚ ምግቢ እዚ ኣብ እናደራረብካ እትሰርሖ ምግቢ እዩ፡፡ ካብኡ ብሓደ ጌርካ ብክልቲኡ ኢድካ ሕዝካ ዕግጭ ኣቢልካ ክትበልዖ ከለካ ብጣዕሚ እዩ ዝጥዕም፡፡

ኣብ በቕሊ ኮፈ ኢልካ ጉዕዞ ክትጋዓዛ ከለኻ ብጣዕሚ እዩ ደሰ በሃሊ ፅቡቕ መንፈሰ አለዎ። ክልተ ሰባት ኣብ ክልተ በቕሊ ኮፍ ኢሎም ጉዕዞ እናከዱ ዘርኤና ምስሊ እዩ::

ጋንታ ደገፍቲ ኩዕሶ ጸውታ እግሪ ዎልዋሎ ዓዲ-ግራት ማለት እዩ ማልያ ተከዲኖም ኣብ ስታድዮም ወይድማ ኣብ ፅርግያ ምቅስቃስ እንዳረኣዩ ዝረኣ ምስሊ እዩ።

ሕርሻ ተሓሪሱ ክዝራሕ ተዘጋጅዩ ማይ ሰትዩ ተቐሪቡሉ ዝርከብ ሕርሻ እዩ እዚ፡፡ ንኽትከልሲ ማይ ሰትዩ ክፀንሕ እኒሀዎ፡፡

ህንፃ ሰራሕተኛታትን መሳርሒ ናይ ህንፃ ማሽን ኢና ንሪኢ ዘለና። እዛ ማሽን እዚኣ ስሚንቶ ትለውሰልና ማሽን እያ።

ብጣዕሚ ዝፈትዎ አርቲስት እዪ:: ብጣዕሚ ተፈላጢ ድራማኡ ብጣዕሚ ዝምቸወኒ ብጣዕሚ እየ ዝፈትወሉ ብጣዕሚ ድማ እዩ ዘስሕቀኒ ቀላዲ እዪ::

ብሸፍቱ ባስ እያ እዛ እንርእያ ዘለና ባስ እዝይኣ ናይ ህዝቢ መመላለሲት እያ። ናይ ነዊሕ ርሕቀት ክትኾን ትኽእል ወይ ድማ ናይ ሓደ ድርጅት መመላለሲት ሰራሕተኛ ክተኸውን ትኽእል እያ።

የፋልጥ እዩ ዘሎ አብዚ ስእሊ ዘሎ ሰብኣይ ሓደ ምዓልቲ ቀርይዎ እንታይ ከምዝኾነ ኣይፍለጥን::ግን ብፌስቦክ እና ብዩቱብ ዓሰርተ ክልተ ስዓት ከምዝልቀቕ እዩ ዘፋልጥ ዘሎ።

ሓንቲ ጓል ኣነስተይቲ ኣብ ታፔላ ጠጠው ኢላ ተፋልጥ እያ ዘላ ኣብቲ መፋለጢ ቦታ ኮይና እያ እንሃ ዝተፈላለዩ ህፃናት ዝተፈላለየ ዝተመጣጠነ ምግቢ ክረኽቡ ኣለዎም ዝብል መፋለጢ እዩ፡፡

አብ ጎደናታት ሸበጥ ፣መድሓኒት መሸጢ ጋሪ ካብኡ ድማ ሓደ ወዲ ብክልተ እግራ ዝተከደነ ቀሳቐስ ናይ አቁሑት መጓዓዐዚ እናደፍአ ይሰረሕ ኣሎ ::

ኣፓፓየ ሰለስተ ቀያሕቲ ኣፓፓየ እና ልበሰላ ሓሙሽተ ጉዕ ኣፓፓየ ኢና ንሪኢ ዘለና። ኣፓፓየ ብጣዕሚ እዩ ደስ ዝብል ብጣዕሚ እየ ዝፈትይ ።ብጣዕሚ ደስ ዝብለኒ ሽኮር ገይረ ገለ ገይርካ ክትበልክዖ ከለካ ብጣዕሚ እዩ ዝጥዕም::

ብዛዕባ ሓደ ድርጅት ኣብ ኣዲስ ኣበባ ዝርከብ ኣድራሹኡ ኣብ ኣራት ኪሎ ኣብ ኢንተርናሽናል ባንኪ ከባቢ ዘርእየና ምስሊ ኮይኑ እናፋለጡ እዮም ዝርከቡ።

ኣብ ላዕሊ ዘሎ ተፃሒፉ ዘሎ እዚ ቦታ ናይ ጥዕና ሳይነስ ኮሎጅ ጥቁር ኣንብሳ ምኳኑ ዘርእየና ቦታ እዩ። እዚ ፅሑፍ ዘርኢ ከኣ እቲ ቦታ ብቀሊሉ ክትፈልጦ ትክእል ኢካ።

ክለተ ኣዴታት ኣብ ሓደ ገዛ ናይ ሸክላ ስራሕ እናሰርሓ ዘርኢ ምስሊ እዩ፡፡ ከምዚ ናይ ባህላዊ ስራሕቲ ክሰርሓ ከለዋ ብጣዕሚ እዩ ደስ በሃሊ እዩ እቲ ዝሰርሐኦ ስራሕ፡፡

ክልተ ደቂ-ኣነስትዮ ኣብ ሕርሻ ናይ ተክሊ ቦታ ማለት እዩ ተክሊ እንዳተከላ ዘርኢ ምስሊ እዩ። እዚ ተክሊ እዚ ድማ ብመስመር ገይርካ እዩ ዝትከል ምእንታን ማይ ክሕዘልና ማለት እዩ።

ብጣዕሚ ዘሐዝን እዩ በተለይ ሕዚ ኣብ ከተማታት ኣዲስ ኣበባ ዝግበር ዘሎ ብ እስካቫተር ጌርካ ገዛ እናፈረሰ ዝርከብ እዩ:: እዚኦም ናይ ሕጋዊ ኣካላት ጠጠዉ ኢሎም ገዛ እናፈረሰ ዝርከብ ምስሊ እዩ ።

አብ ዕዳጋ ኢና ንርከብ ከዚ ዕደጋ አብ ንግድን ምትዕድዳግን ናይ ደርሆ ዕደጋ እዩ ዘርእየና ዘሎ እዚ ምስሊ እዙይ በዓል ገለ እዩ ዝበዝሕ ኸምዚ ዓይነት ምትዕድዳግ በዓል ክኸውን ከሎ እዩ ዝበዝሕ።

አብ ሱፐር ማርኬት ካብ ዝሽየጡ ኣቁሑት ንሻሂ ንጥቀመሉ ቅመም ዝሓዘ ምስሊ እዩ ዘሪኤና እዚ ምስሊ እዚ።

ኣዲዳስ ዝብል ፀሊም ናይ ደቂ ኣንስትዮ ክኾን ይኽእል ናይ ደቂ ተባዕትዮ ፀሊም ጫማ ዘሪኤና ምስሊ እዩ፡፡ ኣብኡ ድማ ናይ ገዛ ተኽሊ እኒኣ ።

ዝተፈላለዩ ፍረምረ ኢና ንርኢ ዘለና ብሓደ ሓደ ና ተአሺጎም ይሽወጡ እዮም:: ብጣዕሚ ብዙሓት ኢና ንርኢ ዘለና ንኣብነት ኮሚደረ እኒኦ ሽንጉርቲ እኒኦ ፓፓየ እኒኦ ብዙሓት እዮም ።

ጅዋር መሓመድ ኢና ንርእይ ዘለና ናይ አሮሞ ኦሮሞ ተዋላዲ ፖለቲከኛ እዩ። ኣይፅፀትን ኢሉ መፅሓፍ ፂሒፉ እኒኦ።

ኣብ ሓደ ሆቴል ወይ ድማ መዘናግዒ ገዛ ኣብ ውሽጢ ሰለስተ ኣርባዕተ ደቂ ኣነስትዮ ና 4ተ ደቂ ተባዕትዮ ተታሓሒዞም ፅምዲ ፅምዲ ኮይኖም ብሙዚቀኛታት ተዓጂበሞም እንዳጨፈሩ እዮም ዝርከቡ።

አብ ሓደ ክፍለ ከተማ ዝተፈላለዩ ተሽከርከርቲ ባጃጃት ካብኡ ህፃዉንቲ፣ ደቂኣንስትዮ፣ አወዳት፣ ዓበይቲ ዝርከብዋ ክፍለ ከተማ እያ ።

ፍቅረማርያም ያዶሳ ዝተባሃለ ናይ ቦክሲ ተፃወቲ ኣብ ክልተ ሽሕ ዒስራን ኣርባዕተ ኣብ ፓሪስ ዝግበር ናይ ኦሎሞፒክ ዉድድር ንክሳተፍ ፃዊዒት ከም ዝተገበረሉ ዘርኢ ምስሊ እዩ፡፡

ሸኽላ ጥብሲ ተጠቢሳ ገና አብ ሸሓነ ተቀሚጣ ብክልተ ጎና ድማ እንጀራ፣ ሚጥሚጣ፣ ካራ ዝሓዘ ምስሊ ኢና ንርኢ ዘለና።

ዝተፈላለዩ ዓይነት ሕብሪ ዘለዎ ካብ ባናና እና ወይ ድማ ሙዝ ንብሎ እና ሎሚ ዝተሰርሐ ልስሉስ መሰተ እዩ።

ኣልኮላዊ መስተ ኢና ንርኢ ዘለና ሓበሻ ቢራ ድራፍት ኢና ንርኢ ዘለና። ላብ ብርጭቆ ተቀዲሑ ድማ ብጣዕሚ ዝገርም ከለር ሕብሪ ዘለዎ ፅቡቕ ጣዕሚ ዘለዎ ቢራ እዩ።

ናይ ሕርሻ እና ግብርና ማሽን ኢና ንርኢ ዘለና። እዛ ማሽን እዚኣ ባዕላ ዓፂዳ ትኩልስስ ማሽን እያ። ኢትዮጵያ ሃገርና ከምዚ ዓይነት ማሽን እንተተጠቒማ አብ ዝለዓለ ደረጃ ከም እትበፅሕ ጥርጥር የብለይን።

ኣብ ሓደ ገዛ ኣብ ፀልማት ብርሃን ኣብ ዘለዎ ሓንቲ ሰበይትን ሰብኣይን ምስ ጓሎም ጠጠዉ ኢሎም ፎቶ እናተሳእሉ እዮም ዝርከቡ።

ናይ ኣዲስ አበባ ዩኒቨርስቲ ተሓባበሪ ፕረዚደንት ዶክተር ሳሙኤል ክፍለን ናይ ኣዲስ አበባ ወጣት ስፖርት ምክትል መግለፂ እናሃቡ ዘርኢ ምስሊ እዩ።

እብዚ ምግቢ ኢና ንርኢ ዘለና እዛ ምግቢ እዚአ በየዓይነቱ ትበሃል። ብጣዕሚ እያ ትፍቶ ዝተፈላለዩ ዓይነት ፀብሒ ዝተሰርሐት ምግቢ እያ።

ፍረምረ ኢና ንርእይ ዘለና ኣብዚ ንኣብነት ፓፓዮ እኒኦ፣ ኣቨካዶ እኒኦ፣ ብርጭቕ እኒኦ ፣ዝንጅብል እኒኦ ናይዚኣቶም መሸጢ ዕዳጋ ኢና ንርኢ ዘለና።

ሓደ ስድራ ምስ ክልተ ደቆም ሓንቲ ጓልን ሓደ ንእሽተይ ቆልዓን ሒዞም ኣብ ዝኮነ በዓል ስእሊ ተሳኢሎም ዘርኢ ምስሊ እዩ።

ኢትዮጲያ ባንዴራ ናይ ኢትዮጲያ ባንዴራ ኢና ንርኢ ዘለና ብላዕሊ ኣረንጓዴ፣ ማእከል ብጫ፣ ብታሕቲ ድማ ቀይሕ ማእከሉ ድማ ናይ ኮኮብ ብሄረብሄረሰባትን ምልክት ዝሓዘት ባንዴራ እያ ።

ዝገርም ህንፃ ኢና ንሪኢ ዘለና ደረጅኡ ዝሓለወ መኪና ዘለዎ ፅርግያታት ከዓ ብተክሊ ዝመዓረገ ህንፃ እዩ።

ኣብ ሓደ ገዛ ሆቴል ክኾን ይኽእል ወይ ድማ መንበሪ ገዛ ክኾን ይኽእል ብዝተፈላለዩ መጋየፅታት ተወቂቡ እዩ ዝርአ፡፡ ብጣዕሚ ፅቡቕ መጋየፅታት ካብ ዝበሃሉ ሓዲኡውን ሶፋ እውን እኔአዉ፡፡

ሓንቲ ጓል ኣብ ታሕቲ እግራ ካብ እግራ ንታሕቲ እግራ እና ጫማኣ ዘርኢ ምስሊ ኢና ንሪኢ ዘለና፡፡ እዚ ድማ ነቲ ጫማ ንምርኣይ ተርእዮ ምርኢት እዩ፡፡ እተን ጫማ ድማ ፅቡቓት እየን ሰሓቦ እየን፡፡

ዝገርም ገዛ ወይድማ ቢሮ ኢና ንርኢ ዘላና ኣብዚ ገዛ ወይድማ ኣብዚ ቢሮ እዚ ተፈላለዩ አቑሑታት እንአዉ ተንቀሳቃሲ ወንበር እኒኦ፣ ጠረጴዛ እኒኦ፣ ላፕቶፕ እኒኦ፣ እቶም ጠረጴዛ ና ብጣዕሚ እዮም ሰሓብቲ ።

ኣብ ኮረና ሰዓት ተምሃሮ ኣብ ክላስ ውሽጢ ማስክ ገይሮም ርሕቐቶም ሓልዮም ኮፍ ኢሎም እናተምሃሩ ዘርእየና ምስሊ እዩ።

ናይ ላዕሊ ቀይሕ ሕብሪ ርጉድ ዝበለ መእሰሪ ዘለዎ ኬፍ ዘለዎ ጫማ እዩ:: እዙይ ብጣዕሚ ምቾት ዘለዎ ጫማ እዩ:: ኣነ ከምዚ ዓይነት ጫማ ዋው ብጣዕሚ አየ ዝፈቱ።

ናይ አትክልትን አሕምልትን መሸጢ ቦታ ኢና ንርኢ ዘለና። እታ ሸዋጢት እኳ አይትራየንን ዘላ። ግን በቃ እቲ ዘሕዝነካስ ኣብ ጎደና ኣብ ኮፍ መበሊ ወይ ከዓ አብ ብሎኬት ማለት እዩ።

እዚኣ ናይ ገዛ ኣቕሓ ኮይና ቅልል ብዝበለ እቲ ንደልዮ ነገር ብውሽጢ ኣእቲና በታ ማሽን ነኳል ነኳል ኣሕቕቕ ኣቢላ ነኳል ነኳል ጌይራ ኣድርቅ ኣቢላ ተውፅእ ኣቕሓ እያ፡፡

እዚአ ድማ ክራር ትበሃል። ካብቲ ባህላዊን ዘመናዊን መሳርሒ እዚአ ኳ ብዛመናዊ ብዝበሃል ተሰሪሓ ትርከብ እያ። ክራር ክኽእል ብጣዕሚ እዩ ደስ ዝብለኒ። ግን ደግሞ አይኽእልን ብጣዕሚ እየ ዝሓዝን።

ቆስጣ ኢና ንርኢ ቆስጣ ካብቶም አትክልትን ኣሕምልትን ዝበሃሉ ሓደ እዩ ኣነ አይፎቲይ ብጣዕሚ እየ ለፅለአኒ ኣብ ጎዳና ኢና ንሪኦ ዘለና ናተሸጠ ።

ሓንቲ መኪና ብዝገርም መጋየፂታት ቅድሚታ ኣጋየፆማ ዘርኢ ምስሊ እዩ፣ ብጣዕሚ እያ ደስ በሃሊት ኮይና እኒኣ እዛ መኪና እዚኣ።

ኢትዮ ቴሌኮም እዪ ዘፋልጥ ዘሎ ናይ ዝተፈላለዩ ሽልማታት ብ 2005 ቅርሺ ማለት ብምእታይ ክንትና ክትገዝእ ከለኻ ዘርኢ ምስሊ እዪ ግልጋሎት ማለት እዪ ።

ኣብ ኣንታርቲካ ካብ ዝርከብ እንስሳ ዘገዳም ሓደ እዩ። እዚ እንስሳ እዚ ረጊድ ኽዳን ወይ ድማ ሸፋን ዘለዎ ዘለዎ እዩ። ምክነያቱ ኣብ ቁሪ ስለዝቅመጥ ።

ሰለስተ ናይ ሙስሊም ኣዴታት እኔእዋ፡፡ እዘን ኣዴታት እዚአን ኣብ ርእሰን መትሐዚ ገይረን ዓብዪ ጀበና ኣብ ርእሰን ኮፍ ኣቢለን ዘርኢ ጥበብ እዩ፡፡ ኣብ ኢደን ደማ ሒዘን እኔእዋ፡፡

ኣብዚ ህንፃ እዚ ዝተፈላለዩ እ ናይ ዕደጋ ማእከል እ ፅሑፋት እዮም ተለጢፎምእኒኦዉ የፋልጡ እዮም ዘለዉ፡፡ ንኣብነት መድሓኒት እ ገዛ ኒአዉ፣ ፎቶ ቤት እኒኦዉ ፣ናይ ሕክምና ስኒ እኒኦዉ፣ ማሽን እኒኦዉ፡፡

ናይ ኣፍርካ ቅርፂ ዘሎዎ ባንዴራ ኢና ንርኢ ዘለና፡፡ ፃዕዳ ኾኾብ ብዙርያ እታ ናይ ኣፍሪካ ካርታ ዝሓዘት ዘርኢ ባንዴራ እዩ፡፡

ዶክተር አብይ አሕመድ ናይ ኢትዮጵያ ጠቅላይ ሚኒስቴር ምስ ሓደ በዓል ስልጣን ኮፍ ኢሎም እዮም ዝርከቡ ያዉ ዶክተር አብይ አሕመድ ብህዝቢ ትግራይ ብጣዕሚ በተለይ ኣነ ብጣዕሚ እየ ዝፀልኦ ዶክተር አብይ አሕመድ ።

ፌስቡክ ካብቶም ፍሉጣት ዝበሃሉ ማህበራዊ ሚድያ ሓደ እዩ። ዳርጋ ዝለዓለ ዉፅኢት ፌስቡክ ዘይጥቀም ሰብ የለን ኢልና ክንወስድ ንክእል ኢና ኢንፎርሜሽን ሽዑንሽዑ ዝበፅሐካ ብፌስቡክ እዩ።

ሴይፉ ኢብስ ከብቶም ናይ ኢትዮጵያ ጋዘጠኛታት እቲ ሓደ ተፈላጥይ ዝኾነ ሰብይዩ ብጥዕሚእዩ መዘናግያይ መደባቱ እይከታተሎም እየ ብጥዓምእዩ ደስልብለኒ።

ኣዲስ ኣበባ ዩኒቨርስቲ ኣብ ቢሮ ኮፍ ኢሉ ዘርእየና ምስሊ እዩ፡፡ ካብኡ ብክልተ ጎኑ ድማ ባንዴራ አለዎ፡፡ ናይ ኢትዮጵያ ባንዴራ ናይ ካሊእ ባንዴራን ዝሓዘ ምስሊ እዩ፡፡

ካብቶም እንስሳ ዘቤት ሓደ ዝኾነ አድጊ እዩ፡፡ ኣድጊ ንምንታይ ኢና እንጥቀመሉ ንመጓዓዝያ ካብ እንጥቀመሎም እንስሳ ሓደ እዩ፡፡

ኣብዚ ስእሊ እዙይ ዝመፃ ዘለዋ ደቂ ኣንስትዮ ኩለን ነዋሕቲ እየን ቁመነአን ብጣዕሚ እዩ ማራኺ። እቲ ተኸዲነንኦ ዘሎ ዘፋልጥኦ ዘለዋ ፋሽን ክዳን ድማ ብጣዕሚ ሰሓቢ እዩ ።

ሓንቲ ጀልባ ኣብ ባሕሪ ሰባት ፅዒና እናከደት ዘርኢ ምስሊ እዩ ።ብዙሓት ሰባት እያ ፅዒና ዘላ ዘለታ ግን ብጣዕሚ እዩ መፍርሒ እዞም ሰባትሲ ክወድቁ እዮም ዝመስሉ፡፡

እታ ርህርህትን ሓላይትን ኣዶ ዝኮነት ጥበብ እያ ተርእየና ዘላ። እዙይ ጥበብ እዚ ጥበብ ሓደ ጥራይ ካብ እምኒ ከመይ ገይርና ከምንፈልዮ ዘርኢ ጥበብ እዩ።

ኣብ ሓደ ሆቴል ወይ ድማ መንበሪ ገዛ ሰለስተ ደቂ ኣንስትዮ ሓንቲኣ ክልቲኤን ኮፍ ኢለን ሓንቲኣ ድማ ቡና እናቆለየት ዘርኢ ምስሊ እዩ፡፡

ኣብ ኣምሓራ ክልል ካብ ዝተረኸቡ ማዓድናት ካብ ክልል ሱ ዝቐረቡ ማዓድናት ከባቢ ሽድሽተ ነጥቢ ሓሙሽተ ሚሊዮን ዶላር ካብኡ ብላዕሊ ቕርሺ ከም ዝተረኸቦም ዜና እናቕረቡ እዮም ዝረከቡ።

ኣብ ሓደ ከባቢ ጋሪ ኢናንርኢ ዘለና ጋሪ ማለት ካብቶም መጎዓእዝያ እንጥቆም ኣሎ ሓደ እዩ ኣፍቲ ገል ዩፅን ወይድመሓሰር ኣብ ልዕል ድማ ቖልዓ ኽፍሉን እዮም::

ሓንቲ ጓል ኣብዝ ስእሊ እዙ መጋያፂ ወ ድማ መመላኽ እናተጠቓመት እዩ ዘርአና እዝ ምስሊ እዙይ ንገጽ ምች ዝኾነና ጕድኣት ዘይብሎም መጋይጸትከብ ዝበሃሉ ሓደ እ ዬ ::

እዛ ሰበይቲ እዚኣ ባህልን ጥበብን እያ ተርእአና ዘላ እዝ ድማ ማእለማ ወ ድማ ጥጥ ምፍታል ሠራሕ እያ ተርእየና ዘላ።

ኽልተ ዓይነት ናይ ሕፃውንቲ ጫማ ና ንርኢ ዘለና እዙ ጫማ እዙ ጌይሮም ኽፃዖ ትከለዉ ምቾትን የቦ ቓኡ ድማ ቕልልድለ ጫማ እዩ ተመራጽ እዩ ሕፃውንቲ።

ወ ዓውዲ ብፈረስ እናኽ ደ ዘርየና ምስል እዩ እዚኣን መጀመርያ ጊዜ ንኣይ ሓዳሽ ምስሊ እያ ዓውዲ ብፈረስ እንኸደ እንዳኸዱ ዘሪ ምስሊ ብባዕሪ ዙሕዮድ ነይሩ ኸዚግን ብፈረስ እንዳኸዱ ይር ኣለኹ።

ኣከባቢ ኣምሓራ ሠቖጣ ኣጎ ልርካባ ደቃንስቲ ኽቡብ ኢለን ሓንቲ ኻብኣተን ጅግና ዝኾነት ጓላይሴቲ ክላሽ ሕዛ እናፈኸረት ዘርኢ ምስሊ እዩ::

ኣብ ቤት ትምህርቲ ሕፃውንቲ ቖልዑት ኤድኒኢ ተተዓይዞም ኣብ ዕረፍቲ ክኾን ክቕል ወይ ድማ ገና ከላስ ቅድሚ ሚእታዮም ክኾን ክኽል ልኾነ ምንቂ ሥቓስ እናገብር እዮም ዝርከቡ ።

ኣብ በራኻ ኣግራው ኣብ ዘለዎ ተኽልታት ንኸይሽርሸሩ ኽንግድም ከለና ዘርኢ ምስሊ እዩ። እዝ ድማ ንኸይሽርሸሩ ቶም ተኽልታት ፈሓመድ ንከይጐሕ ጓሕ ይጠቕመና። ካቡኡ ድሚ ኣምዝጌርና ኸንሣልሖ ኸለና ጽባቐኒይዎ ።

ሰባት ተሰብሲቦም ኢደም ኢዶም ሰዲዶም ቢራታትውን እኒእዉ በርገር እናቖረሱ ዘርኢ ምስሊ እዩ እታ በርገር ጣሜያ ጠንቲ ጠንካዝል ምግታት በርገር ሓደ እዩ።

ዓበይቲ ዝኾኑ ህንጻታት ኢና ንርኢ ዘለና መንበሪ ክኾን ይኽእል መምህሪ ክኾዉን ይኽእሉ እቲ ሕንጻ ግን ብጣዕሚ ጽቡቕ ከለር ዘለዎ ነዊሕሕ ህንጻ እዩ

ውፂኢት ናይ ኤለክትሮንክስ ማሽንእያ ኣብ ኤስኤ ያ ተመሪታ እዛ ማሸን እዚኣ እታይ ኢናን ጠ ቀመላ ንሕንፃ ወይ ድማ ንሓደ ጥረጴዛ ፈሪፊርና ብል ዮን ክንኣሥርከለና ማለት እዩ።

ኣብዚኣን ኣሽኰር ሰበቲ በተለይክትሓኸላ ኣብጻዕሚያ ድስትብል ፍሽኽ ትልቀላ ልብኸይ ሰለልተ ብልካ ናይ ፆጕራና ኣሠራርሓና ካውኡለለት ተኸዲናተዉዘላኽዳን ፍብጥዕሚኡ ድስዋሃሊ።

እዚ ንርእዮ ዘለና ምስሊ ሓንቲ ጓልን ሓደወድን ኣብ ፆጕሪ ልግበር ቀብኣት መመላኽይ ማ ጾጕሪ መለስለሲ እናፋለጡ እዮም ዝርከቡ።

ኣብ ሓደ ከተማ መናሃርያ ማለት ህዝቢ ልፀዓንሉና ልራገፍሉ ብዙሓት መኪና ዓበይትን ኣናእሽቲ መኪና ግድጋድ እናሃባ ዝረከባሉ ምስሊ እዩ፡፡

ኣብ ሓደ ገዛ ወይ ድማ ብሮ ኣቝሑት ኢና ንርኢ ዘለና ዝተፈላለዩ ኣቝሑት እንእው ናብነት ኣንቀሳ ስቲወ እምበር ጥረ ጴዛ ላጵቶፋት እኒእዋ።

ኣብ ጋዜጣ ብዛዕባ ናይ እትዮጲያ መልካዕ ዝገልጽ መጺአት እዩ። ወፂኡንዮ እዚ መጺሀት እ ብምንባብ ናይ ኢትኦጵያ ጽባቓ ብቐልሉ ንኽትፈልጥ የሐጊዘካ።

ከፍቶም ዓይነታት እንስሳ ዘገዳም ዝኾነ ሓደ ነብሪ ኢና እንርኢ ዘለና ነብሪ እቲ ኻብ ኲሎም እንስሳት ብጣዕሚ ፈጣን ዝበሃል እንስሳ ሓደ እዩ።

መብዙሕቲኤን ደቀ ንስትዮ ዝገብርኦ ጫማ ኢናንርኢ ዘለና ናይ ገዛ ጫማ እዩ ብቕድሜቱ ድፉን ዃይኑን ብትኅረቱ ድማ ግሉጽ ጽቡዕ ጫማ እዩ ምጨት ዘለዎ ጫማ እዩ።

ኣብ ከባቢ ዓዲ ኣምሓራ ፣ኣጎው ፣ሰቖጣ ማለት ፍሉይቦታ ኣብኡ ልርከቡ ኅብረተሰብ እዮም ኢና ንርእይ ዘለና እተን ኣደ ድማ ኣብ ውፅእ ኢለን ፍሽኽ ኢለን ፍሸኽተአን ማራኺ ዝኾነ ፍሽኽታ ካብ ጭረት እላውፅኣ እየን ዝርከባ።

ዘምበል በሃል ብ ካባቢና ማለትዩ እዚ ታይና ንጥቀመሉ ኣጊታትና ካብዕደጋ ኣናሸቂጠን ክመጽሓ ኸለዋ መትሐዚ ዝጥቀማሉ እዩ

ጥበበኛ ካብ ትብሃል እንስሳት ዘገዳም ሓንቲ ወዓግ እያ መልክዓ ብጣዕሚ እያ ሕማቕ ግን ዝገርም ጥበብ ኣለዋ በቲ ጥበባ ይፎትያ እየ በቲ መልክዓ ድማ ይፀልኣ እየ

ኣብት ትምህርቲ ተምሃሮ ስብሴ ቢሎም ኣፍቲ መርየት ናብ ሓደ ዝዛረብ ሰብ እናተመልከቱ ዘር እ ምስሊ እዩ።

ታኤዮምጌይሮም እዚኦም ኣብ ባሕሪ ጨሓንቲይጀልዋ ብዙኃት ተሳፈርቲ ሥርኛታት እየም ዝመስሉ ብወታደር እናተሓለዉ እዮም ዝርከቡ።

ኣትክልትን ፍረምረን ዝኃዘ ቦታ ኢና ነረ ዘለና እዝ ዋጋኡውን ተጽሒፍዎም ኣብ ወረቀት ኣብኡ ንርዮ ለና ሙዝኒኦ ቆሚደራ ሽድኒት ተፈላልዩገዕ ዝኃዘ ሱጰር ማርከት እዩ::

እዛን ርእያ ዘለናእዝያ ናይ ገዛ ኣቕሕት እያ ዘቀንኣቕሕእያኣስቤዛ ወይ ደማ ኾንበርታ ሕየውቲ ኽሽ አን ሕይዛንኣ ዝቃሣጣሳ ቕልል ዘለት ናይ ገዛ ኣቕሕእያ።

ናይ ኢቲዮጲያን ናይ ኻልእ ሃገር ባንዴራ ኢና ንርኢ ዘለና። እዚ ባንዴራ እዚ ዘመላኽተና ድማ ሕብረት እዩ። ብሓደ ኾይንና ክንሰርሕ ኢና ዝብል መልእኽቲ እዩ ዘመሓላልፈልና።

ካብ ኲሉ ካብ ዝልርአኽ ወድስ ዘለኒ ምስሊ እዚኣ ስለምንታይሢ ንኣ ነሽሽሴይ ሓፍተይ ንዓኣ ዘርኢ ምስሊ ስለ ዝኾነ ሠለስተ ቖልበት ቕድፊ ተኸዲነን ዘርኢ ምስልዩ ኤድሚኤ ተትሒዘን ጠዕሚደሲኢሉኒ::

ኣይነት ኣልኮላዊ መስተ ኾይኑ ኣረቂ እዩ ዝኣረቂ እዙይ ከፍቲ ዓዊዪ ፍርቂ ዘኅዘልና መጦኑ ዘኅዘልና ኣይነት ኣረቂ እዩ ኣልኮላዊ መስተ እዩ።

እዝ ዝረያና ኣሎ ምስሊ ኣብ ጸርጋ ኾይኑ ስጶክዮ ኣይ መኪና ጋሪ ካብ ድማ መድኃኒይቲ ቤት ድንቋን ይረአና ኣሎ ካብኡ ልኾነ ቝልዓኒዮ ናይ መዓልታዊ ልኁኑ ኣቕሑት መጕዓ ዝቲያ በቓ ሰርቢስ ማለት ያ እዚያን ይሽዶይኾይና ሰርብስ ብሰዊ ድድፋ ሰርቢስ እያ።

ፊንጃል ና ሰርፊስ ኢና ንርኢ ዘለና ሓደ ሰብ ኣብ ኢዱ ኂዙ ናይታ ፊንጃል ጥበብን ባህልን ይውዝርኢ ዘሎ ወቓ ገድሚ ወይኑዎም ጣዓሚኣቲ ደስትፍልታ ፍንጃል ሓጽቡቕ ድበሃል ጥበብ እዩ።

ካፍቶም ኣይነታት መኳሕ ዓስያ ዝበሃል ሓደ ጊመል እዩ ታይብማል ፍለጥ ማል ዘይ ግመል ናይ በራኻ መርከብ ብምባል ዘፍለጥ ሓደ መኋዓዚ እዩ።

ፐእ ቋዳ ካብ ቆርበት ዝተሰርሐ ምርጥ ከለር ለለዎ ሕብሪ ዘለዎ ቋዳ ኢና ንርኢ ዘለና ቡና ዓይነት ሕብሪ እንየዎ ብጣዕሚ እዩ ማራኺ

ሓንቲ ኣደ ውፀየት ሽኽላ ጋብ ብሽኽላ ካብ ዘሠርሎ ሠራሕቲ ኢያ ተሠርሕ ጀና ኣብ ኢዳ ኂዛ እና መላኽአት ዘርኢ ምስል እዩ።

እስጲል ትበሃል መሣርሕ እዚኣ ወረቀት ንምቲ ኃዚ ኢና ንጥቀመላ መዛሕቲዩ ኣብ ብሮ ኣብተመርትቤት ሓደ ወረቀት ምስ ሓደ ወረቀስ ኣብ ላዓሊ ወጌና ነጠወላ መሣርሕቲ እያ::

ሰበ ሥልጣን ክርኢ ከለኹስ ይሃርፍ መዓዝ እየ ሥልጣን ዝሕዝ ኢለ ይሃርፍ እና ናይ ኢትዮጵያ ሰብ ሥልጣናት ፖለቲከኛታት እናተለዋወጡ ሰላምታ እዩ ዘርኢ እዚ ምስሊ እዚ።

ኸምዚኣ ዘበለት ምግቢ ብጣዕሚ አያ ጥእምቲ በተለይ ተቐሪባት ካኽጸንሕ ከላእ ማለት እዩ ዘይኣማእዲ እዚኣ ጥውሲ ዝተፈላለዮ ኣይነታት ሥጋ ኣጥቓላሊ ዝኃዘት ምግብ እያ::

ኣብ ከባቢታት ወላይታ ደዉ ኽል ማለትዩ ዝርከቡ ፋሽን ኽዳንዮም ብደቀንስት ተኸዲነን ፋሽን እን ዘርያ ዘለዋ ዘንደቀንስ የዚየን።

ኢቲኦጵያ ጶስት ዝብል ኣርማ ወይ ድማ ንዑኡ ዝውክል ምልክት ኢና ነሪ ዘለና ኣብዘ ምስል እዙይ እዘዮም ምስልታት እዮም ብጣም እዮም ቐለልቲ ይማለትን ሓደ ሰብ ሓበሬታን ምሕባር ወለልቲ እዮም።

ማዲያ እዙይ ማዲያኡ ሓንቲ መኪና ወይ ትሽከርካርት ናፍታ ንመልአሉ ዘመናዊ ልብሃል ስስተመወዙይ ድወ መልኣ ትኸድሚ ኣለቶ።

ኣብ ጽርግያ ወይ ድማ ኣብ ጐዳና ናይ ኣትክልቲ ኣብነት ኣይታኒ ጐይዕኒዮ ኣራንሽኒዮ ሎሚን ዘርየና ምስል እዩ እዙይ::

ናይ ሃገራት መራሕቲ ኣነቲ ዶር ኣብ ኣሕመድ ናይ ሰማልያ ጵረዝደንት ኣኸዋ እናመርኁ ዘርየና ምስሊ እዩ።

ው ዋ ሠዋ ይበል ዙይ ኃሪፍ ገይርኻ ተሳሪሕኻየ ብጥዓሚይጠዑ ካኡ ድማ ብጥዓሚ ይጕልበትለይ ጅማትኻ ፀሒይ ገለ ተበቓይካ ሽዑ ኽትሰትዮ ካለሃ ሠውነትካ ይወህድ እዩ::

ደቀ እንእስቲዮ ካብ ሓደ ቦታ ናብ ሓደ ቦታ እናተኣሣኣሳት ዘሪ ምስሊ እዩ ዘን ደቀ እንእስቲዮ ዚኤን ሥድራእና ማኅበረ ሰብ ክኾና ይኽእለ እየን።

ናይ ኔያላ ኣክስዮን ማኅበር ድርጅት እዩ ዘርአና ዘለ እዙይ ኣርመ እዙይ ወይ ድማ ምስሊ እዙይ ናይ ንያላ ቐርጽውን ንኤዎ።

ኣልኮላዊ መሠታት እዩ ዘርአ እና ዘለዉ ቅድስቲወርጊስ ሚራ ኣርዮል ሚድራ ሜታይ ብረ ኣለዉ ኣነ ኸብዚኣቶም ልፈቴ ብራ ሃረ ብረ እዩ ኣልኮል ተዝሑ ድማ ነጠናና ጐዳኢ እዩ።

እዝ ማኅበራዊ ሚድያ እዩ ትዊታር ይበል ናይ ዕፍ ወርዘይ ዘልዓልቶም ኣለትዩ ኣነኳ እዝ ትዊተር እዙ ተጠቐመ ኣየፈልጥ ግን ከብቶም መሓበራዊ ሚድያ ልብሃሉ ሓደ እዩ።

ኣብ እግሪ ዝግበር መጋየጽ ኢና ንር ዘለና ከም ዝፍልጥ ብዙኃተ ኣይንታት መጋይ ዝተት ኣልዉ ኣብ ኸሳድ ልግበር ኣብዪ ልግበር ንዮ ዝድማ ኣብ እግሪ ልግበር መጋየጽ እዩ ጽቡቕ መጋየጽ እዩ።

መስተ እዮም ዘፋልጥለዉ። እዚ ታይ ዓይነት መስተ እዩ? ማይ እዩ። ኣግራባት ማይ ብዝብል እናፋለጡ እዮም ዝርከቡ። ንምፍላጥ ድማ ኣብ ናይ ኣገራብ ቦታ ተላዒሎም አለዉ።

ብካባቢና መንከሽከሽ ትበሃል እዚያ እዚኣ ቡና መቑለይትያ ኣብገጠር ብዙሒይት ፍለጥ ኣብ ከተማያት ፍለጥ ጥዕሜ ጽቡቕቲ መቕለብቲያ መትሐዝኒ የዋቕልጢፊ ኣትርስን ጽቡቕቲ መሣርሕቲ::

ካብቶም ኣብ ሱፐር ማርኬት ዝርከቡ ምግቢታት ሓደ ልኾነ ማኮረኒ ኢና ንርኢ ዘለና ብየዝ ማኮረኒ እቲ ድቕቕ ዝበለ ኾይኑ ካኡ ብጣዕሚ ቐልጢፍ ዝበስል ጥዑም ማኮረኒ እዩ

እዚ ዓይነት ጫማ እዩ፡፡ ናይ ዂዑሾ መጫወቲ ጫማ እዩ፡፡ ስሙ ድማ ታኬታ ይበሃል፡፡ ብጥዕሚ ጠንካራን ልስሉስ ታኬታን እዮ ብጣዕሚ እዩ ንምጭዋት ጽቡቕ፡፡

ሓደ ወዲይ ኢ ናይ ዓፋር ተወላዲ እናንርእ ዘለና እዝ ምስሊ እዙይ ቀጉ ሰምቲሩ ብዓሲ ገይሩ እንቊ ዕንቊ ኣሲሩ ዘርየና ምስሊ እዩ ጽቡቕ ባህሊ እዩ ዘርየና::

ኣብ ዕ ደጋ ማእኸል ሰባ ተሰፍሲይዎም ሓደ ሙስሊም ኣራንሽ እናገዘአ ዘርኢ ምስሊ እዩ እቲ ሓደ ድማ ሞባይል እና ሰባተ ነር ኣለና::

ሓደ ሕጊ መኸሪ መካላኽያ ኮኑይኸልዩ ወድማ ፍልየ ኃይሊ ኣብ ድፋዕ መሥዑ ት ኣብ ድፋዕ ክፍ ኢኢሉ ዘርኢ ምስሊ እዩ ጸላይ እናሓለወ።

ኣብሓደ ናይ ገዛን ናይ ቢሮን ኣቝሑ ምሰት ዩዘር የና ዘሎ እዝ ንዘማኸት ዚኦም ኣብ ገዛና ኽንጥቆምፈልዂልክል ናኣብነት ኒ ኽዳን መእመጢ ዊድማ ኒ ኣቝሕ መቕመጢ ማለት እዩ::

ሰብ ሥልጣናት ኣብ ወምበር ኮፍ ኢሎም ኣብ ቲ ኅሪኦም ድማ ባንድራ ዘርኢ ምስሊ እዩ እናስሓቕዮም ዘርከቡ ሓንቲጓልን ሓደ ወድን።

ኅብረት ዕቁብ ዝተብሃለ ሓደ ድርጅት ምዝገባ ኸም ዝጀመረ እዩ ዘፈልጥ ዘሎ ሓምሳ ፐርሰንት ልቓሕ ኣመቻችው ዘሠርሕ ትካል እዩ።

ሓንቲቶታ ወድማ እታ ራንላ ኮውራን እብላ መኬና ኣቝሑ ፀይራ ብለዓሌ ድማ ሓደ ሰብ ኰፍ ኣቢላ ናብ ቅድሜት እና ኸደት ዘርኢ ምስለዩ ኣቐድሚያ ድማ ብዙኃት መኸይን ኒኤዋ።

ኣትክልትን ኣሕምልትን ኣብ ሓደ መትሐዚ ስብስብ ኢሎም ዘርኢ ምስእዩ ብሓደ እዮም ኒኡ ተገዚኦም ኮኑ ይኸእሉ ወይ ድማ ንኽሽየጡ ብሓደ ተቐሚጦም ክኾኑ ይኽል እዮም::

ኣብ ሓደ ገዛ ሶፋ ጠረጴዛ ከምኡ ድማ ሓንቲ ሰበይቲ ኣፍቲ ጸጋአኒእያ ኢና ነርኢ ዘለና እቲሶፋ እና እቲ ጠረ ጴዛ ጽሊምን ጻዳን ኅብሪ ዘለዎ ብጥዕሚ ጽቡቅ ንኽትሪኦ ጽቡቕ ዝኾነ ሶፋ እዩ።